ዜና ዝተፈላለዩ ሓበሬታታት ወይ ውን ሓደሽቲ ኽስተታት ዝፍነውሉ ኾይኑ ናይ ሓንቲ ሃገር ዝተፈላለዩ ግዝያዊ ኹነታት ንምዝታይ ዝተፈላለዩ ሙሁራት ኣብ ዘካየድዎ ጉዳይ ጉባኤ ዝተኻየደ ኽስታት እውን ይፍኖ።

ዝተፈላለየ መመላኽዒታት መብዛሕትኡ ግዜ መብዛሕቲአን ደቂ ኣንስትዮ ዝጥቀማሉ፣ ናይ ተፈጥሮ ምህርትታት ኮይኖም ልክዕ ከምዚ ኣብ ምስሊ ንርእዮ ዘለና ጨና ካዓ ደቂ ኣንስትዮ ስሓቢ ዝኾነ ጨና ሃልይወን ንክጓዓዛ ዝጥቀማሉ እዩ። ናይዚ መጠኑ ዝተሰርሐሉ ምህርቲ እዉን ኣብ ልዕሊኡ ተጻሒፉሉ ይርከብ

ኣብ መብዛሕተአኔ ከባብታት ይ ድማ ኸተማታት ናይ ኤልክትሪክ ዝርገሐ ስራሕትታት ብናይ መብራህቲ ሓያሊ ሰራሕተኛታት ክወሃብ ይርአ።

ኣብ እብዳ ዕንጨይቲ ስራሕቲታት ካብ ዝተፈላለዩ ዕንፀይትታት ብፍሉይ ዝኮነ ጥበብን ክእለትን ተፈልፊሎምን ተቀሪፆምን ዝስርሑ ኮይኖም እዚኦም ከኣ እብ ገዛ ግልጋሎት ዝዉዕሉ ኣቁሑታት ወይ ካልኦት ቁሳት ናይ ገዛዉቲ ንምሕዝ ንጥቀመሉ ።

መብዛሕትኦም ዝተፈላለዩ እስፖርተኛታት ናይ መፍለይኦም ምልክቶም ከም ንኣብነት ናይቲ ዝፃወትሉ ኩዕሶ ጋንታ ወይ ከዓ ናይቲ ዝፃወትሉ ዓዲ ናይ ዓዶም ማለት እውን ትግራዎት እተድኣ ኮይኖም ናይ ትግራይ ብሃገር ደረጃ ኢትዮጵያ እንድሕር ዳኣ ኮይኖም ናይ እትዮጵያ ኣርማ መፍለይ ምልክት ዝከውን ኣብ መኪነኦም ናይ ቢሮኦም ከባቢታት ዝርከብ ኣብ ዝተፈላለዩ ነገራት ይሕዙ፡፡

ናይ እንስሳት ቆርበት አብ ዝተፈላለዩ ምህርትታት እንጥቀመሉ ኾይኑ ንሱ ኸዓ ኻብኣቶም ውሽጢ ልክዕ ኸምቲ ኣብ ምስሊ እንሪኦ ዘለና ንጫማ የገልግለና ጨማ ኸዓ ንደቂሰባት ካብ ዘድልዩ መሰረተውን ነገራት እቲ ሓደን ዋናን እዩ።

ትምህርቲ ደቂሰባት ኣእሞሮኦም ፋልጠት ኽቀስሙሉ ዝገብሩሉ ቦታ ኾይኑ እዚ ኸዓ እት ፍልጠት ሂወት ይቅይርሉ።

ኣብ ከተማ ኣኽሱም ዝርከብ ጽዮን ማርያም ቤተ ክርስትያን ብዝተፈላለየ ቕርፅን መልክዕን ዘለዉዎ ጥበብ ዝተሰርሐን እንትክውን እዚ ኸኣ ብቀደም ወለድና ብዝነበሮም ክእለት ሞያን ብኸምዚ ናይ ኣኽሱም ሓወልቲ ኣምሲሎም ዝሰሪሑዎ ገዛውታቶም ይርከቦ።

ንደቂ ሰባት ካብ ዘድልዮም መሰረታዊ ነገራት ሓደ ገዛ መንበሪ ወይ ክዓ መፅለሊ እንትከውን፣ እዚ ክዓ ንደቂ ሰባት ካብ ፅሓይ ንፋስ ወይ እውን ካልኦት ዝኣምሳሰሉ ሓደጋታት ንኽከላኸሉ ይሕግዞም፡፡

መብዛሕቲኡ ግዜ ንህፃውቲ ከም ፍልፍል ምግቢ ኮይኖም ዘገልግሉ ዝተፈላለየ ናይ ፋብሪካታት ምህርትታት ኣብ ዝተፈላለየ ድኳናት ሹቃት ተዘርጊሖም ይርከቡ፡፡

ኣብ መብዛሕቲኡ ከባቢታት ኣክሱምን ዝተፈላለዩ ብቐደም ወለድና ፉሉይ ጥበብን ክእለትን ዝተሰርሑ ታሪካዊ ቦታታት ወይ እውን ቅርፅታት ኣለው። እዚኦም ካዓ ተሰኒዶምን ተዓቂቦምን ዝፀነሑ እንትኾኑ መብዛሕቲኦም ወፃእተኛታት ክግውንዩ ኣብ ዝመፅሉ ግዜ ከም ፍልፍል ኣታዊ እቲ ዓዲ ኮይኖም የገልግሉ።

ካብቶም ናይ ሓንቲ ዓዲ ምዕባለ ወይከዓ ስልጣነ መለክዕታት እንብሎም ሓደ ምህላው ወይከዓ ኣቅርቦት ናይ መሰረታዊ ኣገልግሎታት እንትኸውን ካብኣቶም ውሽጢ ከዓ ናይ ሕከምና ወይእውን ንጥዕናና ዝኸውን ግልጋሎት ክህሉ ከሎ እዩ።

ዕዳጋን መሸጣን ወይ እውን ንግድን ምትዕድዳግን ደቂ ሰባት ካብ ዘድልዩ መሰረታዊ ነገራት ሓደ ኮይኑ እዚ ከዓ ደቂ ሰባት ከም መምርሒ ሂወቶም ኢሉ እውን ፍልፍል ኣታዊኦም ኮይኑ የገልግል፡፡

ዝተፈላለዩ ዓይነት ስነ ህንፃታት ብዝተፈላለዩ ክእለትን ጥበብን ዘለዎም ሰብ ሞያታት ይስራሕ፡፡ መብዛሕትኡ ግዜ እዞም ስነ -ጥበባት ዝተፈላለዩ ዓይነታት ዝክሪ ዝስርሑ ኮይኖም ከም ንኣብነት ን----ን---- ክስርሑ ይክእሉ፡፡

ቤተክርስትያን መንፈስና እነዕረፈሉ ዓርስና እንረጋገዐሉ ምስ ባዕልና እንረካበሉን ኢሉ እንውን ምስ ፈጣሪና እንዘራረበሉን ቦታ ኮይኑ ልክዕ ከምዚ ኣብ ምስሊ እንሪኦ ዘለና አዴታትና ፆለተን ዘብፃሓሉ ቦታ እዩ፡፡

መብዛሕትኡ ግዜ ብተምሃሮን መምህራንን ዝተሓዝ ኮይኑ መብዛሕተኦም ተምሃሮ ኣብ መምህራን ኣብ ዘምህረሉ ግዜ መዘካከሪ ዝህዝሉ እንትኮኑ መብዛህቶም መምህራን ከዓ እቲ ዘምህርዎ ክፍለ ግዜ ዋና ዋን ነጥቢ ዝሕዝሉ መዘካከሪ እዩ።

መብዛሕትአን ደቂ ኣንስትዮ ፀጉረን ብ ሰብ ስራሕ ዝኮነ ፀጉሪ እንትቁነና ኣፅፋረን እውን ናይ ሰብ ስራሕ ዝኮነ ፅፍሪ ይጥቀማሉ። በዚ ምክንያት እውን ባህሊ ባህልና እናወረደ ይከድ ብምህላው ናይ ባዕልና ክንጥቀም ነተሓሳስብ።

እዚ ምስሊ ኣብ ቢሮ ን ኣታውን ወፃእን ደብዳቤ ከም መወከሲ ወይ ከም ቅዳሕ ንሕዘሉ እዩ።

አብ ዝተፈላለዩ ናይዕንፅይቲ ስራሕቲ ቦታታት በፉሉይ ጥበብን ቅርፅን ወይ ከዓ ብፉሉይ ክእለተ ዘለዎም ስባት ካብ ዕንፅይትታት ወይ እውን ጣዉላታት ተፈሊፊሎም ዝስረሱሑ አቁሑታት ናብ ቢሮን ከምኡ እዉን ናይ ገዛ አቁሕታትን ኮይኖም የገልግሉ፡፡

እቶም አብ መስኖ ዘርኢናዮ እናሓፍሶም ምህርትታት ንደቂ ስባት ካብ ምግብነት ሓሊፎም አብ ዕዳጋ አብ ምውራድ ንግድን መሽጣን ኮይኖም ብምግልጋል እቶም ስባት ከም ፍልፍል አታዊ ብምዃን የገልግሉ፡፡

ኣብ ዝተፈላለዩ ኸባብታት ዘጋጠመ ናይ ኣምበጣ ለበዳ ወይ እዉን ካልኦት ነፍሳት ነቲ ዘርኢ ዝጎድኡ ወይ እውን ነቲ ዝበቐለ እኽሊ ዝበልዑ ምኽንያት እቲ እኽሊ ንኸይጠፍእ ብልፍንቲ ወይ እዉን ክዓ ወፍሪ ብምክያድ እቲ ለበዳ ክጠፍእን ከምኡዉን እቲ ምህርቲ ክሕፈስን ተኻኢሉ፡፡

መብዛሕትኦም ኣብ ዝተፈላለዩ መምረቲ ትካላት ተመሪቶም ዝመፁ ኣቁሕታት፣ ቁሳት ናብ ዝተፈላለዩ ከባቢታት ዝርከቡ ድንኳናት ብምዝርጋሕ ናብ ተገልገልቲ ወይከዓ ተጠቀምቲ ክበፅሑ ይግበር።

መብዛሕትኡ ግዜ ኣብ ኣሸንዳ ወይ እውን ኣብ ዝተፈላለዩ መርዓ ካልኦት ክብረ ብዓላት ማለት እውን ባህላዊ ክብረ ብዓላት ንጥቀመሉ ኮይኑ እዚ ክዓ ካብ ቆርበትን ከምኡ እውን ክዓ ብክሊትኡ ኣፉ ሃህ ዝበል ታኒካ ይስራሕ።

መብዛሕትኡ ግዜ ደቂ ኣንስትዮ ከም መመላክዕን መፀባብቅን ኮይኑ ከመኡ እውን ክዓ ፅባቅአን ጎሊሁ ንክርአ መግበርን ይጥቀማሉ።

ደቂ ሰባት ንምንባር ካብ ዘድልይዎም መሰረታዊ ነገራት ውሽጢ ሓደ ምግቢ እንትከውን እዚ ከዓ ልክዕ ከምዚ ኣብ ምስሊ እንሪኦ ዘለና መብዛሕትኡ ግዜ ኣብ ቁርሲ ዝዝውተር ቅልል ዝበለ ምግቢ ቅጫ ብመዓር እዩ፡፡

ኣብ ሂወትና ውሽጢ ዝተፈላለዩ ዓይነት ሰራሕትታት ዘለው እንትኾኑ እዚ ኸዓ ሂወትና ንምምራሕን ፍልፍል ኣታዊናን ኾይኑ ዘገልግለና ኾይኑ ልክዕ ኣብ ምስሊ ዝርአየና ንናይ ሰኒ ግልጋሎት ፍልፍል ኣታዊ ምርካብ ይከኣል።

መብዛሓቱኡ ግዜ ኣብ ትምህርቲ ንጥቀመሉ ኮይኑ ተማሃሮ ፍሉይ ነገር ንምሓዝ ወይ ዉን ኣርእስቲ ንምፃሓፍ ዝጥቀሙሉ ኮይኖም መማሃራን ከዓ ናይ ተማሃሮ ፍተና ንምእራም ዝጥቀሙሉ ቁስ እዩ።

መሬት ዝተፈላለዩ ዓይነት ተፈጥራኣዊ ቅርፂ ኣቀማምጣ ምድሪ ዘለዋ ኮይኑ ካብ ኣቶም ውሽጢ ሓደ ጎቦ እዩ፡፡ ጎቦ ከኣ ብርክ ዝበለ ነገር ቅርፂ ዘለዎ ኮይኑ መብዛሕትኡ ግዜ ከዓ ኣብ ከባቢታት ገጠር ይርከብ፡፡

ስራሕ ደቂ ሰባት ሂወቶም ንምምራሕ ዕለታዊ ናብረኦም ንምንባር ዝጥቀሙሉ ኮይኑ፣ መብዛሕትኤን ደቂ ኣንስትዮ ከዓ ስዋ ብምፅሟቕ ከም ፍልፍል ኣታዊ ብምርካብ ሂወተን ክመርሓ ይረኣያ፡፡

ትምህርቲ ኣብ ደቂ ሰባት ህይወት ኢሉ እውን ኣብ ስድራ ኢሉ እውን ኣብ ሓንቲ ዓዲ ዓብዪ ለውጢ ንምምፃእ መሰረት ዝኾነ ዓብዪ እጃም ወይ ከዓ ዓብዪ ተራ ዘለዎ ኮይኑ፣ ኣብ ትምህርቲ ግዜ ከዓ መምህር ኣብ ዘምህረሉ ተምሃሮ ብፅሞና ይሰምዕዎ።

እስፖርታዊ ምንቅስቓስ ወይ እዉን እስፖርታዊ ዉድድር ኣብ ኩዕሶ እግሪ ወይ እዉን ጉያ ጥራሕ ተደሪቱ ዘብቅዕ ዘይኮነስ ኣብ ከም ሓመሳ እዉን ዝካተት እዩ፡፡ እዚ ክዓ ምሕዝነታዊ ፍቕሪ ኣብ መንጎ እቶም ተወዳደርትን ከምኡ እዉን ከዓ ኣብ ሞንጎ እቶም ደገፍትን ክህሉ ይገብር፡፡

ኩሉ ግዜ ካብ ወርሒ ናብ ወርሒ ዝካየድ ስርዓተ ምህለላ ኮይኑ ንሱ ከዓ ካብ ቀደም ወለድና ኣትሒዙ ዝነበረ ኮይኑ እስካብ ሕዚ ከዓ ዘይተቋረፀን ዝቅፅልን ዘሎን ምስ እግዚኣብሄር እትራከበሉ መንገዲ እዩ፡፡

መማላኽዕታት ወይ እዉን መጋየፅታት ደቂ ሰባት መልክዖም ጎሉሁን ማዕሪጉን ኢሉ እዉን ፀቢቖም ንክርአዩ ዝሕግዞም ኮይኑ መብዛሕትአን ደቂ ኣንስትዮ ካዓ ኣብ ከንፈረን ኢሉ እዉን ኣብ ቅንድብ ዓይነን ብምጥቃም መልክዐን ጎሊሁ ማዕሪጉን ንክርአ ይገብራ ።

እፅዋታት ዝተፈላለዩ ዓይነታት ተኽልታት ኮይኖም፣ እዚኦም ከዓ ነቲ ገዛ ድምቀት ወይ እውን እቲ ገዛ ማዕሪጉ ሸብሪቑ ንኽአ ወይ ከዓ ፅባቐ ናይቲ ገዛ ንምውሳኽ ይሕግዙ፡፡

ኣብ ዝተፈላለያ ከተማታት ወይ እውን ገዛ ምግብን መስተን ካብ ዝተፈላለዩ ፍራምረታት ወይ እውን ኣትክልቲ ተፀሚቑ ዝቀርብ ፅሟቕ ደቂ ሰባት ከም ንመስተነት ይጥቀምሉ፡፡

መብዛሕትአን ወለድታትና ቡና ንምስታይ ዝጥቀማሉ ወይ እውን ኣብ ዝተፈላለዩ ቦታታት ማለት እውን እንዳ ቡናታት ቡና ንምፍላሕ ዝጥቀማሉ ካብ ሓመድ ወይ እውን ጭቃ ዝስራሕ እዩ፡፡

ትምርቲ ከምቲ ዝፍለጥ ናይ ደቂ ሰባት ቀለብ ኣእምሮ ምኳኑ ፍሉጥ ኮይኑ እዚ ከዓ ትምርቲ ማለት ቃላት ሸምዲድካ ፈተና ምፍታን ዘይኮነስ ትምርቲ ማለት ዝተምሃርካዮ ወይ ካዓ ንኣእምሮካ ዘቕሰምካዮ ነገር ኣብ ሂወትካ ብተግባር ለዊጥካ ምርኣይ ማለት እዩ።

አብዚ ምስሊ ናይ ሸቀጣት ዝርከብሎም ድንዃን እዮም።

ውድድር ሳይክል ካብቶም ኣካላዊ ምንቅስቃሳት እንብሎም ውሽጢ ሓደ ኮይኑ እዚ ከዓ ኣብ ሞንጎ ሃገር ኣብ ሞንጎ ዓድታት ዝካየድ ኮይኑ ድሕሪ ውድድር ምውደኦም እውን ኩሎም ተወዳደርቲ ተሓዋዊሶም ብሓደ ዝስሕቁን ዝፃወትሉን ወይ ከዓ ፍቅሮም ዝውስክሉን እዩ፡፡ ልክዕ ከምዚ ኣብ ምስሊ እንሪኦ ዘለና ማለት እዩ፡፡

ደቂ ሰባት ድሕሪ ስርሖም መልሲ ወይ እውን ኣብ ዕረፍቶም ግዚኦም ኣብ መዘናግዒ መዝናነይ ቦታ የሕልፍዎ፡፡ እዚ ከዓ ኣእምርኦም ንክዘናጋዕ ምስ ፈታዊ፣ ዘመድ፣ ቤተሰብ ፣ማሓዛ ኰይንካ ኣብ እትገብረሉ ግዜ ርክብካ ክጥንክር ይሕግዝ፡፡ ልክዕ ኣብዚ ምስሊ እንሪኦ ዘለና ከዓ ኣብ መሐመሲ ቦታታት ብምካድ ኣእምርኦም ከዘናግዕሉ ይጥቀምሉ፡፡

ሕርሻን ግብርናን ክልተ ዘይፈላለዩ ናይ ሓንቲ ሳንቲም ክልተ ገፅ እዮም፡፡ ልክዕ ከምዚ ኣብ ምስሊ እንሪኦም ዘለና ድማ ብናይ ግብርና ኣፍልጦ ብምጥቃም ግራባት ብምክያድ ሕርሻታትና ወይ ከዓ ሓመዳት ተጓሕጊሖም ንከይከዱ ምክልካል ይካእል፡፡

ገዛን መንበርን፡- ንደቂ ሰባት ካብ ዘድልይዎም መሰረታዊ ነገራት ኮይኖም ልክዕ ከም እዚ ኣብ ምስሊ እንሪኦ ዘለና ከዓ መብዛሕትኡ ግዜ ኣብ ከባቢታት ገጠር ከምዚ ዓይነት ገዛውቲ ዝርከብ ኮይኑ ካብ ሓሰር፣ ጭቃ፣ ሓመድ ዝስራሕ ገዛ እዩ፡፡

መብዛሕቱ ግዘ ኣብ ፍልይ ዝበሉ ክብረ በዓላት ኣብ ዝህልወሉ ግዘ ዝስራሕ ኮይኑ። ብዝተፈላለዩ ቅርፂ ዘለዎም ተሸሊሙ ዝወፅእ እዩ እዚ ከኣ ካብ ብቀደም ወለድና ኣትሒዞም ዝሰርሕዎ ዝነበሩ ኮይኑ እናተወራረሰ ዝመፀ እዩ።

ኣብ መብዛሕትኣን ዝተፈላለዩ ከተማታት ወይ እውን መብዛሕትአን ዝተፈላለዩ ቦታታት ዝተፈላለዩ ዓይነት ገዛ ኣብ ልዕሊ መስተን እንትከውን መብዛሕትኡ ግዜ ተገልገልቲ ድሕሪ ስርሖም መልሲ ወይ ኣብ ዝደለይዎ ግዜ ይግልገልሉ።

አብ መብዛሕቲኡ ኸባብታት ገጠር ወይ እውን መብዛሕቲኦም ሓርስቶት ወይ ከዓ ገባራት ማለት እውን እንሳስ ዘለዎም ገዛ እንስሰኦም ማይ ንከስትዩ ናብ ሩባ ኮብቢቦም ይወስዱ፡፡

ኣብ ገዛ ዝተፈላለዩ ዓይነት ኣቁሕታት መሳርሕታት ዘለዉ እንትኮኑ ንሱ ከዓ ዝተፈላለዩ ስራሕቲ ኣገልግሎት ይውዕሉ፡፡ ካብኣቶም ውሽጢ ሓደ ባዴላ ቅጫ ንምስንካት ወይ እውን እንቋቑሖ ንምፍርፋር ዝተፈላለዩ ናይ ደቂ ኣነስትዮ ዝጥቀማሉ እዩ፡፡

ብዜና ዝተፈላለዩ ሓደሽቲ ክስተታት ወይ ከኣ ሓበሬታታት ዝመሓለላፉሉ ኮይኖም ልክእ ከምዚ ኣብ ምስሊ እንሪኦ ዘለና ኣብ ሃይማኖት ዘለዉ ክስታት ብናይ ሃይማኖታዊ ኣቦታት ዝመሓላለፍ ምልእክቲ እዩ፡፡

እንስሳታት እንስሳ ገዛን እንስሳ በረካን ተባሂሎም ዝከፈሉ እንትኮኑ ካብቶም እንስሳ ገዛ እንብሎም ውሽጢ ከኣ ሓደ ግመል እንተከውን እዚ ከኣ መብዛሕትኡ ኣብ ከባቢታት ገጠር ከም መጓዓዓዚ ኣቁሑ መበፃፅሒ ይጥቀምሉ፡፡

ንምግብነት ንሰርሐሉ ወይ እዉን ክሽነ ገዛ ተባሂሉ ዝፍለጥ ኮይኑ እዚ ከዓ ምግቢ ኣብ ንሰርሐሉ ማለት እዉን ንደቂሰባት ከም ምግብነት ዝግልገሎም ነገራት ኣቑሑታት ነቕምጠሉ ኮይኑ እዚኦም ከዓ በቢ ናይ ባዕሎም ቦታ ብምቕማጥ ንምግብነት ኣብ ንሰርሐሉ ግዘ ብብስርዓቱ ንጥቀመሉ።

መጓዕዝያታት ካብ ቦታ ናብ ቦታ ንሙጉዕዓዝ ንጥቀመለን ኮይነን እዚን ክዓ ግዜ ዝቁጥባ ጉልበት ከይባክን ዝሕግዛና ስለ ዝኮና መብዛሕትአን መጓዕዝያታት አይ እውን ድሕሪትን ክፍቲ ዝኮና መጓዕዝያታት ከም ናይ ህንፃ መሳርሕታት ዝበሉ ሓሸዋ እምኒ ንምምልላስ ንጥቀመለን፡፡

ኣብ ዝተፈላለዩ ከባብታት ኢትዮጲያ ዝተፈላለዩ ዓይነት ቅርፂ ዘለዎም ታሪካዊ ቦታታት ዘለዉ እንትኮኑ እዚኡም ድማ ብናይ ቀደም ወለድና ብፍሉይ ጥበብን ክእለትን ተሰርሖም ዝተዓቀቡ ብምኳኖም ከም ፍልፍል ኣታዊ እታ ሃገር ኮይኖም የገልግሉ ።

ሙዚቃ ምስ ናይ ደቂ ሰባት ሂወት ዝተኣሳሰር ደቂ ሰባት ናይ ውሽጦም ዝገልፅሉ ከምኡ እውን ዘጋጠሞም ክስተት ዝትውንሉ ኢሉ እውን ከዓነየአይ ንክዛነግዕሉ ዝጥቀምሉ መደረ እዩ፡፡

መብዛህትኡ ግዜ አብ ከባቢታት ገጠር ዝስራሕ ዓይነት ቅርፂ ወይካዓ ቅዲ ዘለዎ ዓይነት ገዛ ኮይኑ ሓሰርን ሓመድን ይስራሕ፡፡

መጋየፂ ንደቂ ሰባት ከም መመላክዒ ዝጎደሎም መምልኢ ኮይኑ የግልግሎም አብነት ዘይተፈጠራዊ ፀጉሪ ንሓፀርቲ ፀጉረን ደቂ አንስትዮ ይግልገላሉ ምክንያቱ እውን ሓፀርቲ ፀጉረን ዝጎደለን ፀጉሪ ስለ ዘሎ ከም ፀጉሪ ኮይኑ ንምምላእ ይጠቅመን።

ኣብ መብዛሕተአን ስልጡናትን ሙዕቡላትን ከተማታት በዓል ዓበይቲ ኮከባት ምዑርጋት ዝኮኑ ቤት ብልዕን መስተን ወይ እውን ሆቴላትን ይርከብዎን::

መጋየፅን መመላክዕን ደቂ ሰባት ፅባቀኦም ጎሊሁ ንክረአ ዝሕግዝ ኮይኑ ልክዕ ከምዚ ኣብ ምስሊ እንሪኦ ዘለና ከዓ ካብ ተፈጥራኣዊ ማለት ድማ ካብ ኣትክልቲ ዝተሰርሑ መመለክዕታት ናይ ደቂ ሰባት ቆርበት ልስላስኡ ንክውስክን ደስ በሃሊን ምዕሩግ ክከውን ይሕግዝ፡፡

ኩነታት አየር ናይ ደቂ ሰባት ስራሕ ዝልወጥ ኮይኑ ማለት እዉን ደቂ ሰባት ብዘምርትዎ ምህርትታት ክብከል ዝኮነ ኮይኑ አብዛሓ ግዜ ወይ ከዓ መብዛሕቲኡ አብ እዋን ክረምቲ ሽፉን ዝኮነ አየር ወይ እውን ግመ ብምባል ዝፍለጥ ይረአ፡፡

ዝተፈላለዩ ፍረምረታት ደቂ ሰባት ንምግብነት ዝጥቀምሎም እንትኮኑ ንጥዕንኦም ዉሕስነት እዉን ዓብዪ እጃም ዘለዎ ኮይኖም እዚኦም ከዓ ኣብ ዝየፈላለዩ ናይ መስኖ ዘርፍታት ወይ እዉን ዝተፈላለዩ ሕርሻታት ገባራት ከልምዕዎምን ከፍርይዎምን ይርአ።

ዝተፈላለዩ እፅዋታት ብተፈጥሮን ከምኡ እውን ሰባት ዝተክልዎምን ዝወቅሉን ዝዓብዩን ክኖም ልክዕ ኣብ ምስሊ እንሪኦም ዘለና ዓበይቲ ኣግራባት ከዓ ከም መድሓኒት ከምኡ ከዓ ፅሩይ ዝኮነ ኣየር ክትረክብ ማለት እውን ብዝተፈላለዩ ነገር ኣየር ንከይብከልን ይገብሩ ወይ ከዓ ይሕግዙ፡፡

ሃይማኖት ሃይመነ ካብ ዝብል ቃል ዝመፀ ኾይኑ እሞ ኽዓ ኣመነ ወይ እዉን ተኣማኒ ኾነ ዝብል ትርጉም ይህልዎ፡፡ ልክዕ ከምዚ ክዓ ኣብ ገዳማት ዝርከቡ ኣቦታትና ተኣመንቲ ኮይኖም ኣሚኖምን ፀኒዖምን ብብሕታዉነት ይነብሩ፡፡

ዝተፈላለዩ መሰርሕታት መዝሙር አብ ዝተፈላለዩ ናይ ሃይማኖታዊ ክብረ በዓላት እንጥቀመሎም ኮይኖም እዚ ከዓ ንእግዛኣብሄር ንምምስጋን ማለት እውን ሕድሕድ ኣካላት ምስ እግዛኣብሄር ስቃይ ዝተሓሓዙ ትርጉም ዘለዎም ኮይኖም እዚ ከዓ ናብ እግዛኣብሄር ምስጋና ንምቅራብ እንጥቀመሎም እዮም፡፡

ዝተፈላለዩ ዝራሕ ዝሰኣኑ መንእሰያት ብመንግስቲ ብምድርጃዉ ኣብ ዝተፈላለዩ ናይ ፅርግያ ስርሕቲ ማለት እዉን ከም ኮብልስቶን ዝበለ ብምስራሕ ከም መተሓሓዚ ወይ እዉን ስራሕ መጀመሪ ዝከዉን ገንዘብ ብምእታዉ ሂወቶም ዝቅይርሉ መንገድታት ይርአ።

ኣብ መብዛሕትአን ኣብ ዝተፈላልዩ ዓበይቲ ትካላት ዝተፈላለዩ ዓይነት ዓበይቲ ህንፃታት ይስርሑ እዚኦም ከዓ ንዝተፈላለዩ ኣገልግሎት ዝዉዕሉ ኮይኖም እዚ ከዓ ብፍሉይ ሞያ ጥበብን ክእለትን ዘለዎም ሰራሕተኛታት ይስራሕ ።

ደቂ ሰባት ኣእምሮኦም ንምዝንጋዕ ወይ ዉን ዕረፍቲ ንምርካብ ናብ መዘናግዒ ቦታታት ይኸዱ። ልክዕ ከምዚ ኣብ ምስሊ እንሪኦ ክዓ ኣብ ተክሊ ዝበዝሖ ቦታታት ፅሩይ ኣየር ስለዝረኽቡን ኣእምሮኦም ስለዝሕደሱን ናብ ተኽሊ ዝበዝሖ ቦታታት ብምኻድ ኣእምሮኦም የዘናግዑን የዕርፉን።

ሙዚቃ ደቂ ሰባት ሓሳቦም ንምግላፅን ስሚዕቶም ንምግላፅ ዝጥቀምሉ ኮይኑ እዚ ከዓ ምዕሩግን ሰሓባይን ኮይኑ ንክረአ ደቂ ሰባት ዝተፈላለዩ ዓይነት መሳርሕታት ሙዚቃ ይጥቀሙ። ካብኣቶም ውሽጢ ከዓ ሓደ ጭራዋጣ ብቀንድነት ዝፅዋዕ እዩ።

እዚ ምስሊ ናይ ሕርድን ካልኦትን ንመጋዓዓዚ ዝጥቀምሎም መኪና እዩ።

ካብእቶም እስፖርታዊ ምንቅስቃሳት እንብሎም ውሽጢ ሓደ ኩሶዕ እንትከውን እዚ ድማ ምሕዝነታዊ ፍቅሪ ኣብ መንጎ እቶም ተፃወትን ኣብ መንጎ እቶም ደገፍትን ይውስክ፡፡ መብዛሕትኡ ግዜ ከዓ ደገፍቲ ከፍ ኦሎም እቶም ተፃወትቲ ብምብርትታዕን ብምትብባዕን ክካየድ ይረአ፡፡

ቤተ-ክርስትያ ዘሕለፈቶም ታሪኽ ዛንታታት ዝትሓሓዙ ናይ ባዕላ ዝኾኑ ቁሳት ዘለውዋ እንትኾኑ እዚኦም ከዓ ካብ ዝተፈላለዩ ነገራት ተፈሊፊሎመ ይስርሑ። ንአብነተ ካብ መዳብ ፤ነሓስ ወዘተ ዝአመሰሉ።

አብ ዝተፈላለዩ ትካላት ናይ ትካል ሰላም ውሕስ ንክከውንን ከምኡ እውን ዝተፈላለዩ ፀገማት ንከየጋጥም አብቲ ትካልን ደው ዝብሉ ሰባት አለዉ እዝኦም ካዓ ፀፅታ አካላት ኮይኖም ናይቲ ትካል ሰላም ውሕስ ንክኸውን አገልግሎት ብስርዓት ንክከይድን ይሕግዙ፡፡

ዝተፈላለዩ ናይ ገዛ ኣቁሑታት ንዝተፈላለዩ ኣገልግሎታት ዝውዕል ኮይኑ ካብኣቶም ውሽጢ ኸዓ ወለድና ፣አዴታትና ወይ ከዓ ኣሕዌትና ቡና ኣብ ዝሰትዩሉ ግዜ ዝጥቀምሉ ፍንጃል፣ ማንካ ይርከብዎሞ።

እፅዋት ንደቂ ሰባት ካብ መድሓኒትነት ኣገልግሎት ምሃብ ሓሊፎም ኣብ ከባቢያዊ ፅባቀ ፅሬት ዝህብዎ ግልጋሎት እውን ዓብይን ዘይነዓቅ ዓብይ ተራ እጃም ዘለዎም እዩ።

ዝተፈላለዩ ወፃእተኛታት ወይ እውን ገበርቲ ሰናያት ናብ ዝተፈላለዩ ከባቢታት ወይ እውን ትካላት ኢሉ እውን ትምህርቲ ቤታት ብምኳድ ናይ መፅሓፍ ኣበርክቶ ወይእውን ካልኦት ሓገዛት ይገብሩ፡፡

ኣብ ዝተፈላለዩ ከተማታት ትግራይ ዝተፈላለዩ ዓይነት ቅርፅን መልክዕን ዘለዎም ታሪኻዊ ቦታታት ዘለዉ እንትኾኑ እዚኦም ካዓ እቶም ወፃእተኛታት ንዕኦም ክሪኡ ኣብ ዝመፅሉ ግዜ ናይ ባዕሎም ዝኾነ ቀረፅ ስለ ዝኸፍሉ ነታ ዓዲ ከም ፍልፍል ኣታዊ ኮይኑ የገልግላ።

ደቂ ሰባት ካብ ቦታ ናብ ቦታ ንምካድ ዝተፈላለዩ ዘመናዊ መጋዓዝያታት ይጥቀሙ፡፡ እዚ ከዓ ግዚኦምን ጉልበቶምን ንከይባክን ይሕግዞም፡፡ ልክዕ ከም ኣብዛ ምስሊ እንሪኦ ዘለና ከኣ ናይ መንግስታዊ ትካላት መጋዓዝያታት ሰራሕተኛታት ናብ ገዝኦም ኢሉ እውን ካብ ገዝኦም ናብ ስራሕ ኣብ ዝኣትውሉ ግዜ ንክግልገልሉ ይሕግዝ፡፡

እዚ ምስሊ ስራሕቲ ምስልን ስእልን ጉልጋሎት ዝወሃበሉ ገዛ እዩደ

መብዛሕትኡ ኣብ ሃይማኖታዊ ቦታታት ወይ ውን ኣብ ሃይማኖታዊ ክብረ-በዓላት ወይ እውን መንፈሳዊ ዝኾኑ ክብረ ባዓላት ኣብ ዝካይድሉ ጊዜ ዝተፈላለዩ ዓይነት መሳርሒ ናይ መዝሙር ይጥቀሙ፡፡ ካብኣቶም ውሽጢ ከዓ ሓደ ነጋሪት እንትኸውን ምስጋና ኣብ ዝበፅሓሉ ጊዜ እቲ ነጋሪት ይውቃዕ፡፡

እፅዋታት ዝተፈላለዩ ዓይነት ኣትክልትታት ዝሓዘ ኮይኑ እዚ ከዓ ልክዕ ከም ኣብ ምስሊ እንሪኦ ዘለና ዝተፈላለየ ዓይነት ፍራ ምረ ዘጠቃለለ እዩ፡፡ ደቂ ሰባት ነዞም ፍራ ምረ እዚኦም ከዓ ከም ፍልፍል ምግብን ከምኡ ከዓኒ ድማ ጥዕነኦም ንምሕላው ኢሉ ከዓኒ ከም ፍልፍል ኣታዊኦም ኮይኖም የገልግሉ፡፡

መብዛሕቲኡ ግዝየ ኣብ መስቀል ዝግበር ወይ ከዓ ዝካየድ ክስተት ወይ ከዓ በዓል ኮይኑ እዚ ከዓ ካብ ዉሉድ ወለዶ እናተወራረሰ ዝመፀ ኮይኑ ብኣብዝሓ ኣብ ከባብታት ኢትዮጲያ ዘለዋ ዝግበር ወይ ከዓ ዝክበር በዓል እዩ ።

መሰራተዊ ልምዓታት ናይ ሓንቲ ሃገር ዕቤትን ስልጣነን መግለፂ ኮይኑ ደቂ ሰባት ከዓ መሰረታዊ ድልየቶም ንምምላእ ኣገዳሲ ነገር እዩ፡፡ ልክዕ ኣብ እዚ ምስሊ እንሪኦ ዘለና ከዓ ዝተፈላለዩ ትካላት ናይ ዝተፈላለዩ ምህርትታት ብምምራት ናት ዝተፈላለዩ መሰራተዊ ልምዓታት ምዕባይ ይካኣል፡፡

ኣትክልትን ፍራምረን ን ደቂ ሰባት ካብ ምግብነት ሓሊፎም ንጥዕንኦም ውሕስነት ሕጉስ ዝኮነ ሂወት ንምንባርን ዓብይ እጃም ዘለዎምን እንትከውን መብዛሕትኦም ደቂ ሰባት ክዓ ፍረምረታት ብምውሳድ ጥዕንኦም ይሕልዩ::

አብ መብዛሕትኦም ከባብታት አክሱም ዝተፈላለዩ ቅርፅን መልክዕን ዘለዎም ቦታታት ዘለው እንትኮኑ እዚኦም ካዓ መብዛሕትኦም ምስ መንፈሳዊ ትሕዝቶታት ርክብ ዘለዎምን ከምኡ እውን ካዓ ታሪክ ዝስነደሎም ቦታታት እዮም።

ኣብ ከባብታት ራያ ዝኽደነኦ ኽዳን ቦፌ ዝበሃል እንትኸውን ኣብ ርእሰን እውን ጠስሚ ይገብራ።

ጫማታት ንደቂ ሰባት ካብ ዘድልዩዎም እቲ መሰረታዊን እቲ ቀንድን እንትከውን ደቂ ሰባት ካብ ቦታ ናብ ቦታ ብዝከድሉ ግዜ ኣእጋሮም ንከይጉዳእ ጫማ ብምግባር ይከላከሉ፡፡

መብዝሕትኦም ኣወዳት ወይ ከዓ ወለድና ናብ ቤተክርስትያን ተከዲኖሞ ዝከዱ ዓይነት ዓለባ ነፀላ ኩታ እንትከውን እዚ ከዓ ካብ ተፈጥራኣዊ ተክሊ ጡጥ ዝስራሕ ኮይኑ ተኣሊሙ ናብ ምህርቲ ብምብቃዕ ናብ ቤተክርስትያን ወይ ከዓ ናብ ዝተፈላለየ ክብረ በዓላት ተከዲነሞ ንክከዱ ዘገልግል እዩ፡፡

መብዛሕትኦም ቅብኣታት ካብ ተፈጥራዊ ዕፅዋታት ዝስርሑ እንትኮኑ መብዛሕትኦም ከዓ ኣብ ገፅና ንዝወፁና ጎዳእቲ ነገራት ንምጥፋእ, ቆርበትና ንምልስላስ ዝሕግዙ እንትኮኑ እዚኦም ከዓ ኣብ ኣብዝሓ ኣብ መድሓኒት መደብር ኢሉ እውን ከዓ ኣብ ዝተፈላለዩ ድንዃናት መሸጢ ንረክቦም።

ኣብ ዝተፈላለዩ ቢሮታት ዝተፈላለዩ ዓይነታት መሳርሒ ይርከቡ ካብኣቶም ውሽጢ ሰራሕተኛታት ኣብ ቢሮ ንመፅሐፊ ወይ ከዓ ንመፈረሚ ከምኡ እውን መምህራን እንተዳአ ኾይኖም ናይ ተምሃሮ ፈተና ነመአረሚ ዝጥቀምሉ ቢሮ እዩ። ።

ዝተፈላለዩ እፅዋታት ካብቶም ብተፈጥሮ ንረኽቦም ኣትክልታት ውሽጢ ሓደ ኮይኖም እዚኦም ከኣ ካብ ምድሓንነት ሓሊፎም ከም መጽለሊን ከምኡ'ውን ሓሚድ ተጓሕጒሖም ንኸይኸይድ እውን የገልግሉ።

ባንዴራ ንሓንቲ ሃገር ከም መፍለይ ወይ ከዓ ምልክት ኮይኑ ዘገልግላ ኮይኑ ልክዕ ከም እንሪኦ ዘለና ከዓ ናይ ኢ/ያ ባንዴራ ክዓ ሰለስተ ሕብርታት ዘለዋን ኣብ ማእከላ ክዓ ኮከብ ኣርማ ዘለታን እያ፡፡

ናይ እንስሳት ቆርበት ንዝተፈላለዩ ምህርቲታት ንጥቀመሉ እንትኮን ካብኣቶም ውሽጢ ማሕዘል ወይከዓ ኣዴታትና ንመሕዘሊ ህፃን ዝጥቀማሉ ልክዕ ከምዛ ምስሊ ንሪኦ ዘለና እዩ። እዚ ከዓ ኣዴታትና ካብ ቀደም ኣትሒዘን ዝተፈላለዩ ዓይነታት ዕንቂታት ብምፅባቅ ይጥቀማሉ ነይረን።

ኣብ መብዛሕትአን ከባቢታት ትግራይ ኣብ ዝተፈላለዮ ዓይነት ክብረ በዓላት ማለት እውን ከም መርዓ ዝበሉ ክብረ በዓላት ሰባት ድሙቕ ዝኮነ ፃዕዳ ዓለባ ዓዲን ከምእውን ደቂ ኣንስትዮ ፀጉረን ተቆኒነንን ድሙቕ ዝኮነ መልክዐን ጐሊሀንን ይረኣያ።

መብዛሕትኡ ግዜ ብማሕበር ተወዲቦም ዝሰርሕዎ ስራሕን ከምኡውን ከዓ ውፅኢታት ናይዞም እንስሳት ከም ፍልፍል ምግብን ከምኡ ድማ ከም ፍልፍል ኣታውን ይጥቀምሉ፡፡

መጓዓዝያ ንደቂ ሰባት ካብ ቦታ ናብ ቦታ ንምካድ ዝጥቀምሉ ኮይኖም እዚ ከዓ ግዚኦምን ጉልበቶምን ንከይባክን ይሕግዝ፡፡ ልክዕ ከምዚ ኣብ ምስሊ እንሪኦ ዘለና ከዓ ናይ ግሊ መኪናታት ደቂ ሰባት ብግሎም ካብ ዝደልይዎ ቦታ ናብ ዝደልይዎ ቦታ ንክከዱ ይሕግዞም፡፡

ባህሊ ካብ ውልድ ወለዶ እንዳተወራረሰ ዝመፀ እንትከውን እዚ ከዓ ኣብ ዝተፈላለያ ከተማታት ከም ኣብ ኣክሱም ከም ኣብ መቐለ ዝበላ ከተማታት ከም ዓኒ ዋሪ ኣሸንዳ እንዳተባሃለ ክበዓል ይረአ፡፡

ዝተፈላለዩ እፅዋት አብ ዝተፈላለዪ ግልጋሎታት ዝዉዕሉ እንትኮኑ ካብኣቶም ዉሽጢ ኣብ መዳሓኒታት ዝውዕሉ እፅዋታት እንትህልው ኢሎም እውን ኣብ ቆፅሎም ዕምበባ ዘለውም ከዓ ንፅባቀ ከባቢ ከምኡ ዉን ከዓ ደስ በሃሊ ጨና ዘለዎም ብምካኖም ዝተፈላለዩ ነገራት መግለፂ ንጥቀመሎም።

ዝተፈላለዩ ናይ ሃይማኖት መፅሓፍቲታት ብዝተፈላለዩ ናይ ሃይማኖት ኣቦታትና ዝፀሓፉ እንትኮኑ እዚ ኸኣ ኣብ ግዘ ብሕትዉንኦም ወይ እዉን ኣብ ግዘ ናብ እግዝኣቢሄር መንገዲ ጉዕዞም ካብ ዲያብሎስ ዝመፆም ዝነበረ ፈተናታት ከመይ ይዋግእዎ ከምዝነበሩ ዘርኢ ፅሑፋት እዉን ይካተቶ።

ዝተፈላለዩ ታሪኻዊ ቦታታት፣ ዝተፈላለዩ ታኻዊ ክስተታት መግለፂ ተባሂሎ ዝስርሑ ኮይኖም እዚኦም ከዓ ተሰኒዶም ዝቕፅሉ እሞ ከዓ ዝተቐመጡ ብምኳኖም ዝተፈላለዩ ወፃእተኛታት ንዚኦም ክሪኡ ኣብ ዝመፅሉ እዋን ብዝከፍልዎ ቐረፅ ምኽንያት ነታ ዓደ ከም ፍልፍል ኣታዊ ብምኳን የገልግላ፡፡

መብዛሕትኦም ኣትክልትን ፍራምረታትን ንደቂ ሰባት ከም ፍልፍል ምግቢ ኾይኖም ዘገልግሉ ኾይኖም እዚኦም ከዓ ኣብ ዝተፈላለዩ መስኖታት ይፈርዩ።

ደቂ ሰባት ካብ ቦታ ንምኻድ ዝተፈላለዩ ዘመናዊ መጓዓዝያታት ይጥቀሙ ልክዕ ከምዚ አብ ምስሊ እንሪኦ ዘለና መኪና ብምጥቃም ካብ ቦታ ናብ ቦታ ንምኻድ ንጥቀም እዚ ከዓ ግዜናን ጉልበትናን ንኸይባኽን ይሕግዝ።

አርማ መፍለይ ወይክዓ መለለይ ናይ ሓደ ነገር እንጥቀመሉ ኮይኑ እዚ አብ ምስሊ ንርእዮ ዘለና ክዓ መብዛሕትኡ አብ አንበሳ ባንኪ ዝጥቀሙሉ አንበሳ ዓለምለካዊ ባንኪ ብዝብል አሕፅረተ ቃል ይጥቀሙ።

ሰባት ዕለታዊ ንመነባብርኦም ንምንባር ከምኡ እዉን ጥዕንኦም ዉሑስ ንምግባር ዝተፈላለዩ ዓይነት ምግብታት ይምገቡ ካብኣቶም ዝተፈላለዩ ዓይነታት ቅመማት ኣብ ዝተፈላለዩ ዓይነት ምግብታት ብምእታዉ ጥዕንኦም ዉሑስ ንምግባርን ሂወቶም ንምንባርን ይጥቀሙ።

ገዛ ብልዕን መስተን ደቂ ሰባት ደቂ ሰባት ካብ ዝግልገለሎም ውሽጢ እንትኮኑ እዚ እውን ንሕና ደቂ ሰባት ምስ ቤተሰብናን ማሓዙትናን ንምብላዕን ንምዝንጋዕን ንጥቀመሉ፡፡

መብዛሕትኡ ግዜ ደቂ ሰባት ኣእምሮኦም ከዘናግዑ ክናፈሱ ወይ ከዓ ዓርሶም ከሕዱሱ ኢሉ እውን ድሕሪ ስራሕ መልሲ ምስ ቤተሰቦም ግዜ ከሕልፉሉ ዝክእልሉ ዝክድሉ ቦታ መዝናነይ ቦታ ኮይኑ እዙይ ከዓ ኣብ ምሕማስ ክከውን ይክእል ከምኡ ዉን ድማንየ ፅሩይ ዝኮነ ኣየር ብምርካብ ኣእምሮኦም ከሕድሱ።

ሙዚቃ ደቂ ሰባት ኣእምሮኦም ንምሕዳስ ኢሉ እዉን ሂወቶም ንምግላፅ ይጥቀሙሉ። እዚ ኸዓ ዝተፈላለዩ ዓይነት መሳርሕታት ሙዚቃ ይጥቀሙ። እዞም ባህላዊ መሳርሕታት ሙዚቃ ወይ ከዓ ዘመናዊ መሳርሕታት ሙዚቃ ኣብ ኣብ ሙዚቃ ዝጥቀሙሉ ስለዝኾነ እዞም ባህላዊ ወይ ክዓ ዘመናዊ መሳርሕታት ሙዚቃ ኢልና ንፈልዮም እንታይ እንታይ ክኾኑ ይኽእሉ?

ዓበይቲ አግራባት ወይ ከዓ እፅዋታት ሓመድ ተጎርጊሩ ንኸይኸይድን ኣየር ንኸይብከልን ዓብዪ እጃም ኣለዎም፡፡

ኣብ ዝተፈላለዩ ናይ ዕንፀይቲ ስራሕትታት ብፍሉይ ጥበብ ክእለትን ተቐሪፆም ዝስርሑ ውፅኢታት ማለት እውን ኣብ ገዛን ኣብ ቢሮን ከም መሳርሒ ኣቑታት ኮይኖም ስለዘገልግሉ ዝተፈላለዩ ሰባት ንዖኦም ኣብ ዝዕድግሎም ጊዜ ከም ፍልፍል ኣታዊ ኮይኖም የገልግልዎም፡፡

መሳርሕታት ሙዚቃ ነቲ ሙዚቃ ምዕሩግ ክኮን ዝገብርዎ እንትኮኑ ካብኣቶም ውሽጢ ሓደ ሻምብቆ ነቲ ሙዚቃ ምዕሩግን ሰሓባይን ኮይኑ ደሚቁ ንክስማዕ ይገብርዎ።

ኣብ ቲቪ ውሽጢ እንሪኦ ዜና ወይ ከዓ እንሰምዖ ሓበሬታ ኣብ ውሽጢ ዓዲ ዝተከሰተ ክስተት ይመሓለፍ፡፡ ኣብነት ተመዛበልቲ ኣሕዋት ኣብ ዝወፅሉ ሰልፊ ፀገሞም ናብ ኩሉ ንክበፅሕ ብዜና ይመሓላለፍ፡፡

ተፈጥሮ ካብ እዝጋቢሄር ዝወሃብ ማለት እውን ብሳብ ክስራሕ ዘይካኣል ኮይኑ ልክዕ ከምቲ ኣብ ምስሊ እንሪኦ ከዓ ዝተፈላለዩ ዓየነታት እምኒ፣ ሓመድ ማለት እውን ገዛውቲ ኣትክልቲ ምምልካት ይካኣል፡፡

ኣብ ዝተፈላለዩ ቦታታት ብኣብዝሓ ክዓ ኣብ ከባብታት ገጠር ኣብ ሓዘን ዘጋጥመሉ ግዜ ሰለስተ ሰባት ደዉ ብምባል እምብልታ ይነፍሑ፡፡ እዚ ኽዓ እቲ ሓዘንተኛ ንኽሓዝን ማለት እዉን ክነብዕ ከምኡ እዉን ነቲ መዋቲ ክብሪ ዝግበር እዩ፡፡

ዕዳጋን መሽጣን ወይ እዉን ንግድን ምትዕድዳግን ደቂ ሰባት ካብ ዘድልዮም መሰረታዊ ነገራት ሓደ ኮይኑ እዚ ከዓ ደቂ ሰባት ከም መምርሒ ሂወቶምን ፍልፍል ኣታዊኦምን ኮይኑ የገልግል ዝተፈላለዩ ምህርታት እዉን ኣብ ዕዳጋ ስለ ዝቀርቡ ድሊታቶም ምግዛእን ምዕዳግን ይከኣል።

ደቂ ሰባት ኣብ ግዜ ቁርሲ ወይ እውን ርእሶም ሕማም አብ ዝተሰምዖም እዋን ዝሰትይዎ ወይውን ከዓ ትኩስ ኢሉ እዉን ሽኮርያዊ ዝኾነ መስተ እዚ ይመስል።

ቤተክርስትያን ናይ ባዕላ ዝኾነ ፍሉይ ዝኾነ መፍለዪ ዘለዎም ኣቑሑታት ዘለዉዋ እንትኾኑ እዚኦም ክዓ ካብ ዝተፈላለዩ ነገራት ይስርሑ። ካብኣቶም ዉሽጢ ካብ ዕንጨይቲ ተፈልፊሎም ወይ ክዓ ተቀሪፆም ዝስርሑ መስቀላት ከምኡ፣ ዉን ካብ መዳብን ነሃስን ተፈልፊሎም ተቀሪፆም ዝስርሑ መስቀላት ይርከብዎም።

ዝተፈላለያ ደቂ አንስትዮ ፅባቐአን ጎሊሁን ማዕሪጉን ንክረአ ዝተፈላለያ ዓይነት ቁኖታት ይጥቀማ። ኣብ ልዕሊ እዚ ካዓ ዝተፈላለዩ ናይ ሰብ ስራሕ ዝኾኑ ፀጉሪ ይውስኻሉ፡፡

እንስሳት እንስሳ ገዛን ኣንስሳ በረካን ተባሂሎም ዝክፈሉ ኮይኖም ካብ እንስሳ በረካ እንብሎም ህበይ ጭላዳ እንትኽውን እዙይ ከዓ ካብ ኦም ናብ ኦም ብምስግጋር ከምኡ እዉን ኣትክልቲታት ብምብላዕ፣ እፅዋት ብምቅላብ ይናበር።

ተፈጥሮታት ንደቂ ሰባት ሂወት ኣዚዮም ኣገደስትን ኣድለይትን እንትኾኑ ካብኣቶም ዉሽጢ እፅዋታት ከም መድሓኒት ይግልገልሎም፣ ከምኡእዉን ሓመድ ተጓሕጉሖም ከይኸዱ ኣቀማምጣ መሬት ማለት እዉን ግደባ ብዝመስል መልክዕ ዝተቀመጠ መሬት ሓመድ ንከይኸይድ ማለት እውን ተጓሕጉሑ ተሸርሺሩ ንከይኸይድ ይሕግዝ።

መሰረታዊ ልምዓታት ወይ እውን መሰረታዊ ኣገልግሎታት ናይ ሓንቲ ሃገር ስልጣነ መግለፂኣ ኾይኑ፣ እዚ ከዓ ካብቶም መሰረታዊ ግልጋሎታት ንብሎም ሰባት ካብ ሓደ ሃገር ናብ ካለእ ሃገር ዝግልገልሉ መጉዓዝያ ክረኽቡ ምኽአሎም እዩ።

መብዛሕቲኡ ግዜ ደቂ ኣንስትዮ ኣብ ዝተፈላለዩ ክብረ ባዕላት ዝግበርን ከምኡ እውን ከምመጋየፂ መመላክዒ ማለት እውን ኣብ እዝናን ኣብ ክሳዳን ትገብሮ ጌፅ ወይ ከዓ መመላክዒ እዩ።

እፅዋት ካብ ንምግብነትን መድሓኒትነትን ሓሊፎም ሓመድ ተጎርጒሩ ከይከድ ማለት እውን ተሸርሺሩ ንከይከይድ ከም እውን ፅባቀ ኣየር ፣ ፅባቀ ከባቢታት ንምሕላው እውን ዓቢይ እጃም ዓቢይ ተራ ኣለዎም።

መብዛሕቱኡ ግዜ ብደቂ ኣንስትዮ ዝስራሕ ኮይኑ። እዚ ከዓ ፍሉይ ጥበብን ቕርፅን ብዘለዎ ተሰሪሑ ንዝተፈላለዩ ኣቕሓታት መሸፈኒ ኮይኑ የገልግል፡፡

ሙዚቃ ስምዒታትካ ካብ ምግላፅ ሓሊፉ ግዝያዊ ኩነታት ሓንቲ ሃገር ንምግላፅ ውን ዓብይ ተራ ወይ እጃም አለዎ።

መሰራተዊ ልምዓታት ሓንቲ ሃገር ናይታ ሃገር ዕብየት መለክዒ ኮይኑ ደቂ ሰባት ከዓ በዚ መሰረታዊ ልምዓታት ተጠቂሞም ዘድልዮም የማልኡ፡፡ ኣብነት ከዓ ካብ ሓንቲ ሃገር ናብ ካሊእ ሃገር ንምካድ ነፋሪት ኣየር ይጥቅሙ፡፡

ዝተፈላለዩ ኣትክልትን ፍራምረን ወይ ድማ ኣሕምልትን ደቂ ሰባት ጥዕነኦም ንምሕላው ከም ምግብነት ዝጥቀምሎም ኮይኖም ከምዚ ልክዕ ኣብ ምስሊ እንሪኦ ዘለና ከዓ ፃዕዳ ሽጉርቲ ኣብ ዝተፈላለዩ ዓይነት ፀብሕታት ብምእታው እቲ ፀብሒ ፍሉይ ዝኮነ ጣዕሚን መቀረትን ንክህልዎ ይገብር፡፡

ኣብ ከተማ መቐለ ዝርከብን ከምኡ እውን ካዓ ንዝኽሪ ሰማእታት ተባሂሉ ዝተሰርሐ ካብ ጣውላ ተፈልፊሉ ዝተቐረፀ እዩ።

ገዛ ብልዕን መስተን ደቂ ሰባት ካብ ዝግልገሎም ውሽጢ እንትኸውን እዚ እውን ንሕና ደቂ ሰባት ምስ ቤ ቤተ ሰብናን ማሓዙትናን ንምዝንጋዕ ንጥቀመሉ። ልክዕ ከምዛ ኣብ ምስሊ ንርእዮ ዘለና ኻዓ ዝተፈላለዩ ኽብረ ባዓላት ንኣብነት መርዓ፡ ኣብ ነብዕለሉ ግዜ ዕዱማት ኣጋይሽና ኣብቲ ቦታ ንኽ ንኽነ ንኽእ ንኽግልገልሉ ይሕግዝ።

መብዛሕትኦም ኣብ ገጠር ዝርከቡ ሰባት ዛዘውትርዎ ዓይነት ጫማ ከምዚ ኣብ ምስሊ እንሪኦ ዘለና ኮይኑ እዚ ከዓ ካብ ጎማ ኢሉ ምራን ወይ ከዓ ነየአይ ካብ ገመድ ጃንጥላ ዝስራሕ እዩ፡፡

ኣብ መንፈሳዊ ኣገልግሎታት ወይ ቤተ-ክርስትናዊ ኣገልግሎታት ዝውዕሉ ዝተፈላለዩ ዓይነት መሳርሒታት እንትህልዉ ካብኣቶም ውሽጢ ሓደ ፀናፅል እንትከውን እዚ ካኣ ማህሌት ኣብ ዝቆመሉ ግዜ እንጥቀመሉ።

ትምህርቲ ናይ ደቂ ሰባት ኣእምሮ ቀለብ ዝረክበሉ ቦታ ኮይኑ እዚ ድማ ተማሃሮ ዝተፈላለየ ፍልጠት ዝረክብሉ እቲ ፍልጠት እውን ናብ ሂወቶም ብምትጋባር ዝተማሓየሸ መንገዲ ሂወት ዝከድዎ ክያዶ መሰረት እዩ፡፡ እዚ ከዓ ልክዕ ከም እዚ ኣብ ምስሊ እንሪኦ ዘለና ተማሃሮ ናይ መምህር ሓፈሻዊ ዝኮነ ፍልጠት ንምቅሳም ኮፍ ኦሎም ዝማሃርሉ ቦታ ትምህርቲ እዩ፡፡

ቤተ-ክርስትያን ናይ ክርስትያን ገዛ ማለት እንት ከውን እዚ ካዓ ሰባት ናብ ቤተ-ክርስትያን መንፈሶም ንከርጉኡ ምስ ነብሶም ክራከቡ ኢሉ እውን ምስ ፈጣሪ ክዘራርቡ ምስግኖአም ፀሎቶምን ንከብፅሑ ዝከድዎ ቦታ እዩ፡፡

ኣብ እዋን ክረምቲ ዝተፈላለዩ ዓይነታት ኣትክልቲ እፅዋትን ዕምበባታትን ካልኦት ኣቁፅልትን ክበቁሉ ይረአ ፣ እዚኦም ከዓ ንሓደ ከባቢ ወይከዓ ቦታታት ፍሉይ ፅባቀ ምዕሩግ ኮይኖም ክረኣዩ ይሕግዝ።

ምብራስ አግራባት አብ ሓንቲ ዓዲ ነባራዊ ኩነታት አየር ምቅዋስ ወይ እውን ምብካል አየር ከምፅእ ዝክእል ኮይኑ እንተደኣ ዳግም ግረባ ዘይነካይድ ኮይና ከዓ ናቲ ዓዲ ሙቀት ክዉስኽ ይገብር።

ደቂ ሰባት ካብ ዝጥቀምሎም ናይ ገዛ መሳርሕታት ዉሽጢ ምግቢ ንምብሳል ወይ እዉን ካልኦት ነገራት ንምብሳል ዝጥቀምሎም ሓደ ምድጃ እዩ። ምድጃ ደቂ ሰባት ብኸመይ መንገዲ ክጥቀምሉ ይኽእሉ?

መብዛሕትኤን ኣብ ከባብታት ገጠር ዝርከባ ደቂ ኣንስትዮ ማይ ቡንቧ በቢገዝአን ብዘይምዝርግሑ ምኽንያት ናብ ሩባታት ወይ እዉን ናብ ቀረብአን ዝርከብ ፍልፍል ማያት ብዃድ ማይ ብምዉሳድ ይጥቀማ፡፡

እንስሳታት እንስሳ ገዛን እንስሳ በረካን ተባሂሎም ዝክፈሉ እንትኮኑ እንስሳ ገዛ ምስ ሰብ ዝላመዱ እንስሳ በረካ ከዓ ምስ ሰብ ከይተላመዱ ኣብ በረካ ቢሒቶም ዝነብሩ ኮይኖም ካብኣቶም ውሽጢ ድማ ዝብኢ እንትከውን ዝብኢ ድማ ደቂ ሰባት ጎዳኢ ብምኳኑ ሰባት ናብ ዝብኢ ክቀርቡ ኣይክእሉን፡፡

ጎይታናን መዳሕኒትናን እዮሱስ ክርስቶስ ኣብ መስቀል ተሰቂሉ ነዓና ንደቁ ከምዘድሕነና ንምዝካር መስቀል ደቂ ሰባት ኣብ ክሳዶም ዓኔቀሞ ይከዱ። እዚ ድማ እምነትና እምነቶም መግለጺ ኮይኑ እዚ ከዓ ካብ ዝተፈላለይ ነገራት ይስራሕ ንኣብነት ካብ ዕንጽይቲ ተፈልፊሉ ክስራሕ ይርአ።

ተመሃሮ ንትምህርቶም ዝከውን ሓገዝቲ መፅሓፍትታት ዝረክብሉን ከምእዉን ተመሃሮ ከይተረበሹ ብፅሞነ ብተመስጦ ዘንብብሉ ወይድማ ዘፅንዕሉ ቦታ እዩ::

ስፖርታዊ ምንቅስቃሳት ንደቂ ሰባት ካብ አካላዊ ጥንካሬ ረብሓታት ሓሊፎም ካሊእ ናይ ምሕዝነታዊ ፍቅሪ ንክዓቢ ከምኡ እውን ከዓ ርክብ አብ መንጎ ሃገር አብ መንጎ ዓድታት ንክጥንክርን ዓብዪ እጃም አለዎ።

ዝተፈላለየ መሳርሕታት ኣብ ዝተፈላለየ ቦሮታት ይርከቡ፡፡ እዚ ከዓ ተገልጋላይ ወይ ከዓ ሰራሕተኛ ዝግልገልሎም እዮም ፡፡ ኣብነት ወንበር ተገልጋለይን ሰራሕተኛን ኮፍ ኢሎም ሓሰብ ንሓሰብ ክለዋወጡን ክግክገልሉን ይሕግዝ፡፡

ካብቶም ተፈጥሮአዊ ነገራት እንብሎም ውሽጢ ሓደ አቀማምጣ መሬትን ቅርፂ ምድሪ እንትከውን እዙይ ከዓኒየአ ዝተፈላለዩ ናይ ባዕሉ ዝኮነ ታሪክ ዘለዎምን ዝተፈላለዩ ፍፃመታት ዝተካየደሎምን ክኮኑ ይክእሉ።

እዚ ምስሊ ካብ እፅዋት ዝተሰረሐ ኮይኑ ደቂ አንስትዮ ንቆረበት መለስለሲ ይጠቀማሉ።

ኣብ ደቂ ሰባት ሂወት ካብ ዘድልይዎም ኣገደስቲ ወይ ከዓ ዋናዋና ነገራት ኣድለይትን ውሽጢ ሓደ ዝተፈላለዩ መሰራታዊ ልምዓታት እዩ፡፡ እዞም መሰራታዊ ልምዓታት ዝተመሳሰሉ እንትኮኑ ካብቶም መሰራታዊ ልምዓታት ውሽጢ መጓዓዓዝያ ወይ ድማ ፅርግያታት ክኮን ይክእል እዩ፡፡ ደቂ ሳባት መጓዓዓዝያ ወይ ፅርግያ ብከመይ ከ ክጠቅሞም ይክእል ?

ሙዚቃ ናይ ደቂ ሰባት መዘናጊዒ ወይ ከዓ መልእኽቲ ንምትሕልላፍ ዝጠቅም ትውፊት እዩ።

ካብቶም ናይ በረካ እንስሳታት እንብሎም ውሽጢ ሓደ ተመን እንትከውን እዚ ከዓ መርዚ ብምህላዉ ወይ ዉ ን ደቂ ሰባት ዝጎድእ ብምኳኑ ካብ ደቂ ሰባት ተገሊሉ ይነብር ኮይኑ ግና ናይ ተመን መርዚ ወይ ዉን ካብ ተመን መድሓኒት ወ ይ ውን ንመድሓኒት ከም ንቡር ሕማም ንምፍዋስ ንጥቀመሉ፡፡

ኣብ መብዛሕትኣን ከባብታት ትግራይ ማለት እዉ ከም መቀለ ፣ሽረ ፣ኣኩሱም ካልኦት ዝበሉ ከተማታትን ከም ኩዳ ዝብል ዝበሃል ስዕሲዒት ኣብ ዝተፈላለዩ ክብረ በዓላት ይዝዉተር።

ኣርማ መለለይ ወይ ከዓ ናይ ሓደ ምልክት ኮይኑ ልክዕ ከምዚ ኣብ ምስሊ እንሪኦ ዘለና ንኣብነት ናይ ኢትዮጵያ ኣርማ መፍለይኣ ኮኮብ ምልክት ኣብ ማእከል ዘለዎ ኮይኑ ኮኮብ እውን ከዓ ከምዚ ኣብ ምስሊ እንሪኦ ዘለና ኣንበሳ ናይ ኣንበሳ መግለፂ ኣርማ ይከውን ፡፡

ባንኪ ካብቶም መሰረታዊ ልምዓታት ንደቂ ሰባት ግልጋሎት ዝህቡ ውሽጢ ሓደ ኮይኑ ካርዲ ብምጥቃም ምሽጥር ቁፅርካ ብምእታው ታራ ከይተፀበካ ክዓ ቅርሺ ምውፃእ ወይ እውን ቅርሺ ምጥቃም ይካኣል፡፡

ገዛ ወይ ክዓ መንበሪ ንደቂ ሰባት ካብ ዘድልዩዎም መሰረታዊ ነገራት ሓደ ኮይኑ እዚ ከዓ ንደቂ ሰባት ካብ ዝተፈላለዩ ሓደጋታት ንምሕላው ከምኡውን ንምፅላል ከሙኡ እዉን ካብ ተፈጥራዊ ዝኮኑ ከም ንፋስ፣ ቁሪ ንምክልካል ንጥቀመሉ፡፡

ኣብ ዝተፈላለያ ገዛ ብልዕን መስተን ንዘቅርብኦ ምህርቲ ማለት እውን ንዘቅርብኦ ምግቢ ናይ ተገልጋላይ ድሌት ንምምላእ ማለት ኣውን ዝ ዝጎዶሎ ነገር ኸይህሊ ምስ ጨው የቅርባሎም እዚ ኸኣ ኣብ መኽደኑ ኖኻል ይከውን።

መብዛሕትኡ ግዜ ባህላዊ ትውፊት ናይ ራያ ኮይኑ ኣብዝሓ ኣብ ከባቢታት ራያ ዝዝውተር እዩ፡፡

ኣትክልትን ፍራምረን ንደቂ ሰባት ካብ ምግብነት ሓሊፎም ጥዕናኦም ውሑስ ንኽኸውንን ከምኡውን ጥንኩር ዝኾነ ኣካል ንኽህልዎምን ሕጉስ ዝኾነ ህይወት ንኽህልዎምን ዓቢይ ተራ ወይ ከዓ ዓቢይ እጃም ኣለዎም።

ትምህርቲ ንደቂ ሰባት ኣእምሮኦም ቀለብ ብምኳኑ ክቋረፅ ስለ ዘይግቦኦ ኣብ ግዜ ኮረና ተማሃሮ ቦቶኦም ብምርሓቅን ከሙኡ እዉን ማስክ ብምጥቃምን ዝተፈላለዩ ጥንቃቄ ብምግባርን ትምህርቶም ይማሃሩ ኔሮም።

መብዛሕቲኤን ደቂ-ኣንስትዮ ኣብ ዝተፈላለዩ ክብረ በዓላት ዝጥቀመሉ ከም መጋየፂ ካብ ወርቂ መኺኾም ቀሊጦም ብዝተፈላለዩ ቅርፂ ደስ በሃሊ ጥበብን ተሰሪሖም ብዝወጹ ምህርትታት ተጠቂመን ኣጊፀንን ኣምሒረንን ይርእያ።

አርማ ከም መፍለይ ወይ ከዓ ምልክት ናይ ሓደ ነገር እንትኮን ልክዕ ከምዚ ኣብ ምስሊ እንሪኦ ዘለና ከዓ ናይ ጋንታ ኩዕሶ እግሪ ሱሑል ሽረ ኮይኑ እዚ ከዓ ሓየሎም ናይ ሓየሎም ሓወልቲ ኣብ ሽረ ስለ ዝርከብ ንሽረ መግለፂ ብዝብል ናይ ሓየሎም ምስሊ ተገይርሉ፡፡

ዝተፈላለዩ መፃሓፍቲ ፣ መፄሄት ወይውን ጋዜጣታት ዝተፈላለዩ ታሪክ ክስተት ወይካዓ ፍፃሜታት ዝስነደሉ ወይካዓ ዝፃሓፈሉ ኮይኑ አብዛሓ ግዜ ናይ ህፃውንቲ መፃሕፍቲ ንህፃውንቲ ብዝምጥን ከምኡ እውን መልእክቲ ብዝጭብጡሉ መልክዕ ይቀርብ።

መብዛሕትኦም እፅዋታት ከም ፍልፍል መድሓኒት እሉ እውን ከኣ ንካልኦት እንስሳት ከም ምግብነት ከምኡ እውን ከዓ ሓመድ ከይጉሕጓሕ ኢሉ እውን ንከባብያዊ አየር ከይብከልን ዓብይ እጃም አለዎ።

ዝተፈላለዩ መፅሓፍቲ ወይ ጋዜጣታት ናይ ዝተፈላለዩ ተዘክሮታት ዘጋነፉ ክስተታት ወይ ከዓ ታሪክ ዝስነደሉ ኮይኑ እዚ ከዓ ካብ ወለዶ ናብ ወለዶ እንዳተወራረሰ እዚ ወለዶ ዘንታን ታሪክን ንክፈልጥ ይሕግዙ፡፡

መብዛሕተአን ኣብ ራያ ከባቢታት ዝርከባ ደቂ ኣንስትዮ ዝክደንኦ ክዳን ከምኡ እዉን ምብዛሕትኦም ደቂ ተባዕትዮ ኣብ ራያ ከባብታት ዝርከቡ ዝክደንዎ ክዳን ፃዕዳ ዓለባ ዓዲ ግፍሕ ዝበለ ነገር ይመስል ።

ዝተፈላለዩ ዓይነታት ኣትክልትን ፍራምረን ናይ ደቂ ሰባት ጥዕና ንምሕላው ዝላዓለ እጃምን ታራ ዘለዎን እንትከውን ካብኣቶም ውሽጢ ሓደ ወይኒ ዝተባሃለ ተክሊ ናይ ደቂ ሰባት ጥዕና ምሕላው ከምኡ ከኣ ጥዑም ዝኮነ ጣዕሚ ዘለዎን እንትከውን እዚ ከዓ መብዛሕትኡ ግዜ ንኣልኮላዊ መስተ ወይኒ ከም ፍልፍል ሽኮር ኮይኑ የገልግሎ፡፡

ኣብ ከተማ መቀለ ዝርከቡ ካብ ምዕራብ ትግራይ ተፈናቂሎም ዝመፁ ተፈናቀልቲ ወይ ክዓ ተመዛበልቲ ነበርቲ ሕቶኦም ብመንግስቲ ክረአየሎም ብዘይምክኣሉ ፀርፀርትኦም ኣብ ምድያ ኣቅሪቦም፡፡

ዝተፈላለዩ መዘናጊዒ ቦታታት ኣእምሮና እነናፍሰሉ ወይ ከዓ ኣእምረኖ እነዘናግዐሉ ኮይኑ ኣብቲ መዘናግዒ ቦታታት ከዓ ዝተፈላለዩ ተዋስኦታት ክቀርቡ ይረአ፡፡ እዚ ከዓ ንደቂ ሰባት ዝፈላለዩ ትምህርቲ ንክረክቡ ንክዘናግዕሉን ይሕግዝ፡፡

ዝተፈላለዩ ኣትክልትን ፍራምረን ንናይ ደቂ ሰባት ጥዕና ንምሕላው ካብ ኣገደስቲ ዝኮኑ ነገራት እንትኮኑ ልክዕ ከምዚ ኣብ ምስሊ እንሪኦ ዘለና ኮሚደረ ካብቶም ኣትክልትን ፍራምረ ውሽጢ ሓደ ኮይኑ ኣብ ዝተፈላለየ ፀብሒ ብምእታው ንፀብሒ ምቃረት ንክህልዎን ከምኡ እውን ናይ ደቂ ሰባት ጥዕና ንክሕልውን ዓብይ ተራ ኣለዎ፡፡

እንስሳታት ፤እንስሳ ገዛን እንስሳ በረኻን ተባሂሎም ኣብ ኽልተ ዝኽፈሉ እንትኾኑ እንስሳ ገዛ ምስ ሰባት ዝተላመዱ ኾይኖም እንስሳ በረኻ ኸዓ ምስ ሰባት ዘይተላመዱ ማለት ውን ልክዕ ከምዚ ኣብ ምስሊ እንሪኦ ዘለና ኣብ በረኻ ዝነብሩ እዮም።

ኣርማ ናይ ሓደ ትካል ወይካዓ ናይ ሓደ ነገር መፍለይ ምልክት ኮይኑ ከም መለለዪ ኮይኑ ካዓ የገልግሎ::

ካብቶም ብዙሓት ናይ ኢድ ስራሕቲ ሓደ ዝኾነ ብፅርበት እምኒ ዝተመርሐ ደረጃን ምንፃፍ እምንን እዩ።

እጽዋታት ዝተፈላለዩ ዓይነት ተክልታት ኮይኖም እዚኦም ክዓ ከም ፍልፍል መድሓኒት ኢሉ እውን ሓመድ ንከይጉሕጋሕ ከመኡ እውን ክዓ ኣብ ትሕቲኦም ካልኦት እጽዋታት ንክ በቅሉ ከመኡ ክዓ ንካልኦት እንስሳታት ከም መንበሪ ከም ፍልፍል ምግቢ ኮይኖም ከገልጉሉ ይክእሉ።

ናይ ሓንቲ ሃገር ሰላምን ፀፅታን ወይ እውን ፖለቲካ ንከይቃወስ ህዝባ ደጀና ኮይኑ የገልግላ፡፡ ማለት እውን ህዝባ ከም ኣካል ፀፅታ ብምኳን እታ ሃገር ንከይትውረር ወይ እውን ብፀላኢ ንከትጉዳእ ፀጥታ ብምኳን የገልግላ፡፡

ኣብ መብዛሕትአን ከባብታት ትግራይ ወይውን ብኣብዝሓ ከዓ ኣብ ከባቢታት ራያ ድሕሪ ቑኖ ምቑናነን ኣብ ፀጉረን ውጽኢት እንስሳ ዝኾነ ጠስሚ ይገብራ፣ እዚ ከኣ ንፀጉረን ልስላሰን ቆርበተንን ጽባቐን ይሕግዘን።

ኣብ ዝተፈላለዩ ጎዳጉዲ ወይ እውን ሩባታት ዝርከቡ ማያት ኣብ መስኖታት ወይ እውን ዝራእትታት ናብ ምጥቃም ምህርትታትና ንምስሳን ይጠቅም፡፡

ኣብ መብዛሕትአን ቦታታት ትግራይ ዝፅወት ስዕስዒት ወይ እውን ባህላዊ ፀወታ ወይ ከኣ ባህላዊ ስዕስዒት እንትኸውን እዚ ከኣ ካብ ቀደም ካብ ውሉድ ወለዶ እናተወራረሰ ካብ ወለድና ስካብ ሕጂ ዝቕፅል ዘሎ ኮይኑ ባህላዊ ትሕዝኡ ሒዙ ኩዳ ከም ኣንገት ዝበሉ ነገራት ኣካቲቱ ስካብ ሕጂ ዝቕፅል ዘሎ እዩ።

መብዛሕቲአን ደቂ ኣንስትዮ ወይእውን ኣዴታታትና ኣብ ዝተፈላለዩ ኽብረ በዓላት ዝተፈላለየ ዓይነት መጋየፂታት ዝጥቀማ እንትኾና ካብኣቶም ውሽጢ ኣብ ክሳደን ዝዓንቀኦ ወርቂ እዩ።

ስራሕ ደቅሰባት ሂወቶም ንንምራሕ ፍልፍል ኣታዊኦም ኾይኑ ዘገልግል ውሽጢ ሓደ እዩ። ካብኣቶም ውሽጢ ደቅኣንስትዮ ኣብ ዝተፈላለዩ ትካላት ካብ ዝሰርሐኦ ዝሰርሐኦም ስራሕቲ ሓደ ፅሬት እዩ።

ዝተፈላለዩ ሓደሽት ክስተታት ወይ እውን ሓደሽት ሓበሪታት ዘለውዎ ዝፍነወሉን ከምኡ እውን ድማ ነባራዊ ኩነታት ሃገር ዝንገረሉ ኩነት እዩ። ወይ ከዓ መደረ እዩ፡፡

ሕርሻን ግብርናን ክልተ ዘይፈላለዩ ናይ ሓንቲ ሳንቲም ኽልተ ገፅ እዮም። ልክዕ ኣብቲ ምስሊ እንምልከቶም ብዘመናዊ ናይ ሕርሻ ኣፍልጦታት ብምጥቃም ሕርሻና ቀሊልን ስልጡንን ምግባር ይከኣል።

ደቂ ሰባት ዝተፈላለዩ ዓይነት ኣካላዊ ምንቅስቓሳት ይገብሩ፡፡ ካብ እቶም ኣካላዊ ምንቅስቓሳት ውሽጢ ሓደ ኩዕሾ እግሪ ወይ ኩዕሾ ፀወታ እናተባህለ ዝፍለጥ እዩ፡፡ እዚ ከዓ ኣብ መንጎ ክልተ ዝተፈላለዩ ጋንታታት ዝፅወት ስለዝኾነ እዞም ጋንታታት ኣብ ዳሽ ዝተባህለ ቦታ ይፃወትዎ፡፡

ካብ ናይ ተፈጥራዊ ምህርትታት ማለት እዉን ካብ ናይ ተፈጥሮ ንረኽቦም ተኽልታት ዉሽጢ ሓደ ሳስላ እንትኸዉን እዚ ከዓ ኣዴታትና ከም መድሓኒት ኢሉ እዉን ኣብ ኢደንን እግረንን ብምግባር ከም መፀበቒ ይጥቀማሉ፡፡

ኣብ መብዛሕትኣን ኣብ ዝተፈላለያ ከተማታት ዝርከብ ገዛውቲ ናይ ፎቅ ምስሊ ዘለዎ ኮይኑ ወይ እውን ፎቅ ገዛውቲ ኮይኑ እዚ ክዓ ብሰብ ሞያታት ብፉሉይ ክእለትን ዝተፈላለዩ ቅርፂ ተሰሪሖም ደሚቆምን ይርኣዩ።

ብምኽንያት ኣብ ትግራይ ዝነበረ ነባራዊ ኹነታት ተመዛበልቲ ካብ መረበቶም ተመዛቢሎም ድሕሪ ምምፅኦም ኣብ እዚ ሕዚ እዋን ግን ፈፂሞም ክኽእልዎ ብዘይምኽኣሎም ናብ መረበቶም ንኽምለሱ ንዝምልከቶ ኣካል ዘስምዕዎ ዋይታ እዩ።

እፅዋት ካብቶም ተፈጥሮ እንረክቦም አትክልቲ ውሽጢ ሓደ ኮይኖም እዚኦም ከዓ ብቀዳምነት አብ መድሓኒትን ከምኡ እዉን አየር ንከይብከልን ወይ ከዓ ፁሩይ ዝኮነ ንአየር ንክንረክብን ይገብሩ፡፡

ኣብዚ ሕዚ ኩነታት ኣብ ትግራይ ብዘሎ ፖለቲካዊ ቅልውላው ምኽንያት ማሕበረሰብ ምዕራብ ካብ መረበቱ ተፈናቒሉ ናብ ካሊእ ቦታ ኣብ ዝኸደሉ እዋን ኣብዚ ሕዚ ግዜ ማሕበረሰብ ምዕራብ ኣብ ከቢድ ፀገምን ሽግርን ይርከብ፡፡

ብምክንያት ቅልውላውን ስእነት ሰላምን ዝተፈላለዩ ሰነዳት ወዲቆምን ተሓዋዊሶምን ከምኡ ክዓነይ ስርዓት ስኢኖምን ይርከቡ።

እዚ ምስሊ ኣዋልድ ዓይኒ ዋሪ፣ ኣሸንዳ ዝቁነነኦ ጋመ ዝበሃል ቁኖ እዩ።

ኣብ መብዛሕቲኤን ከተማታት ሽንቲ ቤት ኣብ ዝመልአሉ እዋን ዝተፈላለየ ናይዝተፈላለየ ትካላት ግልጋሎት ብምርካብ ማለት እውን ናይ ርስሓት መወገዲት መፅእያ ትርስሓት ንሱ ውይ ከዓ እቱይ ናይ ሽንቲ ቤት እመልኣ ነገር ንሱ ሕዛ ብምካድ ክውገድን ከምኡ ከዓኒ ዳግም ኣብ ግልጋሎት ክውዕል ትገብር።

ዝተፈላለዩ ገዛውትታት ብዝተፈላለየ ዓይነት ቅርፅን መልክዕን ክስርሑ ዝከአል ኮይኑ ከምዚ አብ ምስሊ ንርእዮ ዘለና ኻዓ አብ አክሱም ዝርከቡ መብዛሕቲኦም ገዛውቲን ሆቴላትን ብናይ ቀደም ወለድና ዝሰርሕዎ ፉሊ ጥበብን መልክዕን ዝሰርሕዎ ሓወልቲ ክስርሑ ይርአ::

እዚ ምስሊ ውፂኢት ኢደ ጥበብ ኮይኑ ካብ እምኒ ተወቂሩ ዝተሰረሐ ሓወልቲ እንትኸውን ካብ ሃወፅቲ ኣታዊ ይርከቦ።

መብዛሕትኦም ኣትክልትን ፍራምረን ንደቂ ሰባት ከም ምግብነት ኮይኖም ዘገልግሉን ከምኡውን ጥዕንኦም ውሕስ ኮይኑ ንክቅፅል ከምኡውን ሕጉስ ሂወት ንክነብሩን ጠንካራ ዝኮነ ኣካል ንክህልዎምን ዓብይ እጃም ይህልዎ፡፡

ዝተፈላለዩ ማዕተባት ካብ መዳብን ነሃስን ተቀሪፆመ ዝስሩሑ ከምኡ እውን ከዓ ናይ እምነትና መግለፂ ማለት እውን ምስ ሃይማኖት ዝተአሳሰሩ ኮይኖም ካብ ውልድ ወለዶ እናተዋራረሱ ዝመፁ ኮይኖም ቡፉሉይ ጥበብ ቅርፅን ይስሩሑ፡፡

ንግድን ምትዕድዳግን ንደቂ ሰባት ካብ ዘድልዩ ኣገደስቲ ነገራት ሓደ ኮይኑ ልክዕ ከምዚ ኣብ ምስሊ እንሪኦ ዘለና ከዓ መብዛሕትኡ መብዛሕትኡ ኣብ መንፈሰዊ ግልጋሎታት ዝውዕሉ ኣቁሕታት እዮም፡፡

ብምኽንያት ፓለቲካው ቅልውላው ከምኡ ውን ናይ ሰላም ምቅዋስ ዝተፈላለዩ ሓይልታት ወራሪ ፀላኢ ናይ ዝተፈላለዩ ኣብያተ ትምህርትታት ንብረት ኣውዲሞምን ኣባኺናምን ይርከቡ ።

ዝተፈላለዩ መፅሓፍን መጺሄታትን ንዝክሪ ወይ ከዓ ናይ ሕሉፍ ፍፃሜታት ዝነበሩ ንምፅሐፍ ዝጠቅም ኮይኑ እዚ ከዓ ታሪክ ተሰኒዱ ካብ ውሉ ወሎዶ ተማሓላሊፉ ነቲ ወለዶ ሕሉፍ ዝነበረ ታሪክ ንክፈልጥ ይሕግዝ፡፡

ሕርሻ ዝተፈላለዩ ናይ ግብርናታት ምህርቲ ወይውን ፍልጠታት ብምጥቃም ምህርቲ ንክስስንን መሬት ንክልስልስን ይገብር። ልክዕ ከምኡ ድማ መደባርያታት ብምጥቃም ብመስመር ብምዝራእ ወይውን ካልኦት ነገራት ብምክያድ ስልጡንን ከምኡ እዉን ድማነየ ደስ ባሃሊ ምህርቲ ክህሊ ይገብር።

ኣርማ ወይ ከዓ ባንዴራ ሓደ ነገር መፍለዪ ወይ መለለዪ ምልክት ኮይኑ ናይ ትግራይ ባንዴራ ከዓ ንትግራይ ዝውክል ወይ ከዓ ንትግራይ ዝገልፅ መለልዪ ወይ ከዓ መፍለይኣ ምልክት እዩ።

ደቂ ሰባት ስኖም ንምፅራይ ማለት እውን ጥዕና ስኖም ንምሕላው ኢሉ እውን ጨና ኣፎም ፅቡቅ ንክከውንን ዝተፈላለዩ ዓይነት ካብ ተፈጥራኣዊ ዝተሰርሑ ምህርትታት ይጥቀሙ፡፡ ካብኣቶም ውሽጢ ከዓ ናይ ስኒ ሳምና እዩ፡፡

መብዛሕትአን ደቂ ኣንስትዮ ፀጉረን ፅባቅኡ ንምውሳኽን ኢሉ እውን መልክዕ ገፀን ገሊሁ ንኽረአ ካብ ዝተፈላለዩ ሰብ ዝስርሑ ፀጉሪ ዝተፈላለየ ሕብሪ ዘለዎ ምውሳኽ ፀጉረን ምዕርጉን ደስ ብሃሊ ኮይኑ ንክረአ ይገብራ ።

ናይቲ ሓንቲ ሃገር መራሕቲ ወይ ውን ኣመራርሓታት ሰበስልጣናት ተፈለጥቲ ሰባት ናይቲ ሃገር ሰላማ ውሕስ ክኸውንን ናይ ህዝቢ ድልየታት ውሕስ ንኽኸውን።

ናይ ገዛ ኣቁሑ እንብሎም መሰረታዊ ድሌታትና ንምምላእ እንጥቀመሎም ኮይኑ ካብኣቶም ውሽጢ ሓደ ክዓ መውቀጢ እዩ፡፡ እዚ ከዓ ንዝተፈላለዩ ግልጋሎት ከም ንቡና መውቀጢ ንጥቀመሉ፡፡

ዝተፈላለዩ ዓይነት ቁኖታት ፀጉርናን ፅባቐናን ከምኡ እውን መልክዕና ፀቢቆም ጎልሆም ከርእዩና ዝክእል ኮይኖም መብዛሕትኢ ግዜ ከዓ ኣብ ዝተፈላለዩ ክብረ በዓላት ከም መርዓ፣ ኣሸንዳ ፣ ወይ ከኣ ክርስትና ዝፈላለዩ ዓይነት ክብረ በዓላት እነዘውትሮም ወይ ከዓ እንገብሮም እዮም፡፡

መብዛሕኡ ግዜ ኣብ ከባብታት ገጠር ዝርከብ ዓይነታት ገዛውቲ ከምዚ ዓይነት ቅርፂ ዘለዎ ኮይኖም ከመኡ ክዓ ተረሓሒቆም ይርከቡ።

ሊም ካብቶም ተፈጥራዊ እፅዋታት ዉሽጢ ሓደ እንትኸዉን እዚ ኽዓ ዝተፈላለዩ ሕማማት ከም ባህላዊ መድሓኒታት ብምዃን የገልግል፡፡ ብምዃኑ ግን ኣብ ባህላዊ መድሓኒታት መጠኖም ስለዘይፍለጡ ካብ ጥቕሞም ጉድኣቶም እዉን ክመዝን ይኽእል እዩ፡፡